መዝናነዪ ቦታ ማለት ብዙሕ ሰብ ዝራከበሉ ቦታ ኮይኑ ናይ መዛናግዒ ስፍራ ድማ እዩ። ካብኡ ብተወሳኺ ድማ ሰባት መንፈሳዊ ዕግበት ዝረኽብሉ ምንቅስቃስ ንካልኦት ነገራት ዝጥቀሙሉ ቦታ እዩ። መዝናነይ ቦታ እንተዘይህሉ ንማሕበረሰብ ዓለም እንታይ ዓይነት ፅልዋ ምሃለዎ?